ካብ ቁነታት ወይ ኣታሓሕዛ ፀጉሪ ሓደ ዝኾነ ሃፀይ ቴድሮስ ዝባሃል እትከውን እዚ ዶሞ ኣብ ሸውዓተ ንታሕቲ ዝቁነን ቁኖ እንትኸውን እዚ ሃፀይ ቴድሮስ ኣብ ቀደም እዋን ዝቁነኖ ነበረ ዓይነት ቁኖ እዩ።

ሃይማኖት እስልምና ሓደ ካፍቶም ሃይማኖት ሓደ እንትከውን እዚ ዉን ናብ ዓለም ብ7ይ ክፍለ ዘመን ብነብይ መሓመድ ኣብሉ ዝኣተው እንትከውን እዚ ሃይማኖት እዚ ሃይማኖት ናብ ኢትዮጱያ ይኩን ናብ ዓለም በ7ይ ክፍለ ዘመን እየ ኣትዩ።

ካብቶም መፅሓፍትን ታሪክ ናይ ትግራይ ዝገልፁን ዓባይ መፅሓፍ ዝኮነት ተጋድሎ እትብል መፅሓፍ እንትከዉን እዚ ድማ ናይ ቀደም ታሪክ ዝሰርሑ ኣቦታትና ከም እኒ በዓል ስሑል፣ ማርታ ዘመሳሰሉ ታሪኮም ዝሓዘት መፅሓፍ እያ።

ዜና ኣውትር ዜና ዝማሓላለፈሉ ዓይነት መደብ እንትኸውን እዚ ደሞ ኣብ ቴሌብዥን ክንሪኢ እንከለና ዝተፈላለዩ ምስላውን ቅርፃውን መንገዲ ዜና እነማሓላልፈሉ ሓበሬታ እነማሓላልፈሉ ።

ግዓት ሓደ ካፍቶም ምግብታት እንትኸዉን እዚ ዉን ብዝተፈላለዩ ጥራምረታት ክዛጋጆ ዝክእል ዓይነት ባህላዊ ምግቢ እዩ።

ኬሚስትሪ ሓደ ካብቶም ዓይነት ትምህርትታት እንትኸውን እዚ ድማ መድሓኒታት ብምስራሕን ፣ዝተፈላለዩ ንምቅማምን ፣መድሓኒታትን ክኸውን ይኽእሉ ፀረ ባልዓት ክኾን ይክእሉ፣ ንምስራሕ ንምድላው ዝጠቅም ዓይነት ፍልጠት ትምህርቲ እዩ።

ዶክተር ቴድሮስ ኣድሓኖም ሓደ ካብቶም ተፈለጥቲ ሰባት እንትኸውን፣ እዙይ ደሞ ሓላፊ ናይ ውድብ ጥዕና ዓለም እንትኸውን፣ እዙይ ኣብ ትግራይ ተወሊዱ ዝዓበየ መኹርዒ ትግራይ ዝኾነ ትግራዋይ ዶክተር ቴድሮስ ኣድሓኖም ተፈላጢ ሰብ እዩ፡፡

ሕብረተሰብ ዝበሃል ኣብ ሓደ ሃገር ዝነብር ብሓደ መንግስቲ ዝመሓደርን ብፍቅርን ብሰላም ዝነብር ዓይነት ኣካል ህዝቢ እንትኸዉን ህዝቢ ደሞ ዝተፈለለዩ ናይ ደስታን ናይ ሓዘን ግዚኡ በሓደ ዝሕልፍ ኢዩ፡፡

ካብ መሰረታዊ ልምዓትት ሓደ ዝኾነ ንዝተፈላለዩ ቦታታት ንመኪና ይኹን ንተሽከርከርቲ ብዝምቹ ቦታ ጌርካ ንምስራሕ ወይ ፅርግያ ምስራሕ ሓደ እንትኸውን፣ እዚ ድማ ኣብ ተሽከርከርቲ ምችው ምግባር ዓብይ ኣስተዋፅኦ ዘለዎ እዩ።

ዓረብያ ሓደ ካብቶም ተሽከረከርቲ እንትከውን እዚኣ ድማ ብሓይሊ ሰባት ትሰርሕን ሓይሊ ንእሽተይ ብምጥቃም ዓበይቲ ዝኮኑ ወይ ከኣ ከበድቲ ዝኮኑ አካል ምንቅስቃስ ትጠቕመና መሽከርከሪት እያ።

ካብቶም ትራንስፖርትን ተሽከርከርትሓደ ዘኾነ መኪና ባዓል ኣርባዕተ ጎማ እግር እንትኸዉን፣ እዚ ካዓ ኣቕሓ ፣ሰብ ፣እንስሳ ካብ ሓደ ቦታ ናብ ካሊእ ቦታ ንምንቅስቃስ እንጥቀመሉ መሳርሒ እዩ።

ፖለቲካ ማለት ናይ ሃገራዊ ወይ ክልላዊ ንሕንሕ እንትከዉን እዚ ድማ ናይህዝቢ ድሌት ንምምላእ ዝግበር ኣብ መንጎ ክልተ ወይ ልዕሊኡ ዉድባት ወይ ከዓ ተጎጂሎም ዝሰርሑ እንትከዉን እዚ ድማ ንህዝቢ ጥቅሚ ተባ ሂሉ ዝግበር ዓይነት ዉድብ እዩ።

ምዕዳግ ማለት ኣብ መንጎ ክልተ ኣካላት ወይ ዝተፈላለዩ ኣካላት ዝግበር ናይ ምልዉዋጥ ንብረት እንትኸዉን ኣብ ሃገርና ዓብዪ ኣስተዋፅኦ ዘለዎ ንእቶት ሃገርናን ዓብዪ ኣስተዋፅኦ ዘለዎ እዩ፡፡ እዚ ድማ ኣብ ከባቢናን ኣብ ዝተፈላለዩ ዕዳጋታትን ኣዘዉቲርና ንሪኦ ነገር እዩ፡፡

ስክዔት ሓደ ካብቶም ዓይነታት ስፖርት እንትከዉን እዚ ድሞ ኣብ መንጎ ክልተ ቡድናት ብኩዕሶ ኣቢልካ ዝፅወት ዓይነት ፀወታ እዩ። ኣብ ኢትዮጲያ ዝተለመደ ተዘውቲሩ ዝበዝሕ ግዜ ዝፅወት ዓይነት ፀወታ እዩ።

መምህር ሓደ ካብቶም ዓይነታት ስራሕ እንትኸዉን ብመምህርነት ፍልጠትካ እተካፍለሉን ፍልጠት እትረኽበሉን ሓደ ዕብዪ ንሃገር ኣስተዋፅኦ ዘለዎ ዓብዪ ስራሕ እዩ:: እዚ ደሞ ብመምህራን ኣቢልካ ደሞ ቡዙሓት ሙሁራት ሰባት እተፍርየሉ እዩ ::

ጀበና ሓደ ካብቶም ናይ ገዚ አቁሑ ከምኦም ዓይነታት ሸክላ እዪ:: እዞም ብሓመድ ዝተሰርሐ ኮይኑ ቡና ነምፋላሕ ንጥቀመሉ አብ ኢትዮጵያ ዝተለመደ ዓይነት ናይ ገዛ አቅሓ እዪ ።

ሽፈን ሓደ ካብቶም ፋሽናት ክሳብ ሕጂ ኣዴታትና ዝክደኖ ዓይነት ቀሚሽ እንትከዉን እዚ ደሞ ብዘደለካዮ መልክዕ ኣስፊካ ክትክደኖ ትክእል ዓይነት ክዳን እዩ::

ዝተፈላለዩ ዓይነታት ኣቆናንና ፀጉሪ እንትህልው ካብኣቶም ሓደ ኣልባሶ፣ ጋመ ፣ግልብጭ፣ ስገም ፣ሳርዴታ ፣ዓሳ ዝኣምሰሉ እንትኾኑ እዝይኦም ከዓ ኣብ ኣከባቢ ትግራይ ዝተለመዱ ዓይነታት ኣትሓዛ ፀጉሪ እዮም።

ፖለቲካ እንብሎ ኣብ መንጎ ክልተ ውድባት ንሓደ ህዝቢ ብዝጠቅም መንገዲ ዝግበር ናይ ምክርኻርን ምስምዕማዕን ጉዳይ እንትኸውን ከምኡ እውን ህዝቢ ብሃንቀውታ ዝፅበዮን ዝኽተሉ ዓይነት እዩ።

ዝተፈላለዩ መማላኽዒታት እንትህልዎ ካብኣቶም ጠስምን ኩሕልን ዝጥቀሱ እንትከውን ኩሕሊ ኣብ ዓይንና ዝግበር ዓይንና ንዓይንና ጎሊሁ ንኽረአ ዝጠቅም እዩ ጠስሚ እውን ቆርበትና ወዛም ኮይኑ ንኽረአ ዝገብር መማላኪዒታት ባህላዊ መማላኽዒታት እዩ።

ጎማ ጫማ ሓደ ካብቶም ዓይነታት ጫማ እንትኸዉን እዚ እዋን ብጎማ መኪና ዝስራሕን ብኢድ ሰብ ማሽን ዘይሓትት ዓይነት ጫማ እዩ። እዚ ኣብ ቀደም እዋን ኣብ ዝተፈላለዩ ቦታታትን አቦታትና ዝጥቀምዎን ዝነበረ ዓይነት ጫማ እዩ።

ኮረፌ ሓደ ካብቶም ዓይነታት መስተ እንትኸዉን እዚ እዉን አብ ከባቢ ራያ አብ እትርከብ ኮረም እትብሃል ዓዲ ብበዝሒ ዝተለመደ ዓይነት መስተ እዩ። ካብ ስዋ ዝፈልዮ ድማ ጌሾ ዘይአተዎ ዓይነት መስተ እዩ።

ካብ ቤት መስተታት ሓደ ዝኾነ እንዳ ቡና እንትኸውን እንዳ ቡና ዝተፈላለዩ መስተታት ከምኒ ቡናን ሻሂን ንቕርበሉ ሰባት ተኣኪቦም ሓሳቦም እንዳተላዋወጡ ዝሰትዩሉ ቦታ እዩ፡፡

መንበሪ ገዛ ካፍቶም ሰለስተ መሰረታዊ ድሌታት ደቂ ሰባተ ሓደ እንትከዉን ንደቂ ሰባት ካብ ቁሪ ፀሓይ ዝተፋላለዩ ንፋሳትን ምክልካልን ኣብ ዝደከሙሉ ምዕራፍን ዝጠቅሞም እዩ::

ካብ መፅሓፍቲ ሓደ ዝኮነት አሸናፊ እትብል መፅሓፍ ሓቀኛ ልብወለድ እንትኾን ብ አሸናፊ ዝተፅሓፈት ትግርኛ አብ ሓቀኛ ልበ ወለድን አብ ትግራይ እትርከብ እያ ።

ካብ መፅሓፍቲ ሓደ ዝኮነ ብመምህር ገ/ኪዳን ድስታ ዝተፃሓፈት ኣደናቂትን ናይ ትግራይ ወይ ናይ ኢ/ያ ታሪክ እትገልፅ መፅሓፍ ሃፀይ ዮውሃንስ እና ሃፀይ ምኒልክ ኢ/ያ ታሪክ መነፅር እትብል መፅሓፍ ዓብዩ ኣስተዋፅኦ ዘለዎ ታሪክ ትገልፀልና እያ።

ጠበቓ ሓደ ካፍቶም ሕጊ ኣኽበርቲ እንትኸውን እዚ እውን ንሓቐኝነት ናይ ዝኾነ ንምውፃእ ዝሕግዝ ሓደ ኣካል ሕጊ እዩ። ኣብ ዝተፈላለዩ ፍርዲ ቤትታት ንሓቒ ንምውፃእ ዝድግፍን ከምኡ ውናይ ቡዙሕ ዝከራከር ኣካል ሕጊ እዩ።

መሰራተዊ ግልጋሎት ሓደ ዝኮነ ግልጋሎት ኤሌትሪክ ሓይሊ ኤሌትሪክ ንክንረክብ ዝገብር ዓብይ ኣስተዋፅኦ ዘለዎ ግልጋሎት እዩ፡፡ እዚ ድማ ኣብ ከተማታት ብበዝሒ ዝረአ ግልጋሎት እዩ፡፡

ስድራ ሓደ ኣባል ሕብረተሰብ እንትኸውን እዚ ደሞ ድሌቱን ባህጉን ስምዒቱን ዝካፈለሉ ኣካል ማሕበረሰብ እንትኸውን ነንባዕሎም ብደም ይኹን ብዝተፈላለዩ ምውሳባት ሓደ ኣካል ዝኾኑ ኣካል ሕብረተሰብ እዮም፡፡

ሳሳ ሓደ ካብቶም ባህላዊ መድሓኒት እንትኸውን እዚ እውን ንመድሓኒት ሓናት እንጥቀመሉ ዓይነት ባህላዊ መድሓኒት እዩ፡፡

መም/ር ገብረኪዳን ደስታ ካብቶም ተፈለጥቲ ሰባት ሓደ እንትከውን እዚ እውን ዝተፈላለየ መፅሓፍትታት ዘሐተመ እንትከውን ታሪክ ናይ ትግራይ ጎሊሁ ንክረአ ካብ ዝፃዓሩ ተፈለጥቲ ሰባት ሓደ እዩ፡፡ እዚ ንዓድና ወይ ከዓ ንትግራይ ዓብይ ኣስተዋፅኦ ዝገበረ ዓብይ ሰብ እዩ፡፡

ሬድዮ ሓደ ካብቶም ኤሌክትሮኒክስ እንትከውን እዚ ዶሞ ሰባት ሓበሬታ ብድምፂ ኣቢሎም ዝረኽብሉ ብዙሕ ቀልድን ቁም ነገርን እትረኽበሉ ዓይነት ኤሌክትሮኒክስ እንትኸውን እዚ ዶሞ ብማይክሮ ዌቭ ኣቢሉ ዝመሓላለፍ ዓይነት ኤሌክትሮኒክስ እዩ።

ምዚቃ ማለት ዲምፅታት ተዋዲዶሞስሚዒትሓሳብ ታርክ ዝገልፅ መሰረትዝቀርብ ክነጥበብ አዩ፡፡ ምዚቃ ብቡዝሕ መልክዕ ክፍጠረ ይክእልእዩ፡፡ ብዲምፅ መሳርሕታትምፅዋትብመዝምር፣ ብኤሌክትሮኒክስ መሳርሕታት ዝበሉ ዝኣማሳሰሉ ክፈጠረ ይክእል እዩ፡፡

ማሽናት ስራሕና ዘቃልሉን ፈጣንን ምቹው ብዝኾነ መንገዲ ስራሕና ንኽንሰርሕ ዝገብሩን መሳርሕታት እዮም፡፡ እዚኦም ድማ ብዝተፈላለየ መልክዓት ክንረክቦም ንኽእል ኢና፡፡ ሓይልና ብዝቅንሱን ፍጥነት ብዝውስኹን ጌርና ንረኽቦም ኢና ።

ቤት ምግቢ ዝባሃሉ ዝተፈላለዩ ምግብታት ከቅርቡ ዝክእሉ አንትኮኑ ቤት መስተ ዝበሃሉ ድማ ዝተፈላለዩ መስተታት ከምኒ በዓል ሜስ፣ ስዋ ማይን ዝኣመሰሉ ከቅርቡ ዝክእሉ በዚ ምግብን መስተን ብምቅራብ ደሞ ኣታዊ ዝረክብሉ ዓይነት ስራሕ እዩ።

ዛላታት ምስራሕ ሓደ ካብፍቶም መሰረታዊ ልምዓታት ንብሎም እንትኸውን እዚ ድማ ሓመድ ብውሕጅን ብንፋስን ተሸርሺሩ ንኸይኸይድ ንምክልኻል ካብ ዝግበሩ ልምዓታት ሓደ እዩ፡፡

ንግዲ ካብቶም ስራሓት ሓደ እንትኸውን እዚ እውን ብምልውዋጥ ንብረት፣ ብገንዘብ ወይ ከዓ ብንብረት፣ ንብረት ብምልውዋጥ ዝገበር እቶት ዝርከበሉ ናይ ምትዕድዳግ ስራሕ እዩ፡፡ እዚ እውን ብዙሕ ኣታዊ ዘለዎ ዓይነት ስራሕ እዩ፡፡

ስንዲድ ሓደ ካብቶም መጋየፂታት እንትኸውን እዚ ዶሞ አዴታትና አብ ቀደም እዋን አብ እግረን ዝገብሮኣ ዝነበራ ካብ ዕንቂ ዝተስርሕ እዩ። ሎሚ ድማ አብ እዋን ዓይኒዋሪ ወይ አሽንዳ አብ ርእስና እንገብሮ ዓይነት መጋየፂ እዩ።

ስእሊ ሓደ መልክዕ ጥበብ እንትኸውን እዚ ድማ ብስእሊ ኣቢልካ ባህልኻ ክትገልፅ ትኽእል ኢኻ። ባህልኻን ሃይማኖትካን ትውፊትካን ንምምዕባል ካብ ዝጠቅሙ ዓበይቲ ጥበባት ሓደ ስእሊ እዩ።

ሕርሻ ሓደ ካብ ዓበይት ኣስተወፀአ ዘለዎም እቶት ናይ ሃገርና ሓደ እንትከውን እዚ ድማ ብሕርሻ ኣብልካ ዝተፈላላዩ ዘርኢታትን ንምግብነት ዝውዕሉ ጥቅምቲ ዝኮኑ ጥረ ብረታት ንምርሀካብ ዘግልግል ዓይነት ግልጋሎት እዩ።

ዛግራ ሓንቲ ካብቶም ናይ በረኻ እንስሳ እንትኸዉን እዚኣ ድማ ካብ እንስሳት ብምልኡ እታ ዝነዉሐት እያ። ተመጋቢት ቆፅሊ እያ።

ፖሎቲካ ማለት ብጉጅለ ዉሳነታትዝዋሃብ ወይ ካሊእ ዓይነት ናይ ስልጣን ዝምድናታት ኣብ ሞንጎ ዉልቀሳባት ናይ ዝግበር ምይይጥ ወይ ከዓ ምምክካር ዝገልፅ እዩ፡፡

ካብ ኣብ ሱፐርማርኬት ካብ ዝርከቡ ኣቕሓ ሓደ ዝኾነ ዝተዓሸገ ፀባ ወይ ከዓ ኣንከር ኢልና ንፅውዖ እንትኸውን እዚ ደሞ ኣብ ዝተፈላለዩ ፋብሪካታት ዝስራሕን ብሕሩጭ መልክዕ ይኹን ብፈሳሲ መልክዕ ክንረኽቦ ንኽእል ዓይነት ፀባ እዩ፡፡

ሓደ ካብ ባህላዊ ምግብታት ዝኾነ ጥሕሎ እዩ። ጥሕሎ ካብ ስገም ዝዳሎ ምስ ስልሲ መባልዕቲ ብምግባር ዝብላዕ ዓይነት ምግቢ ኣብ ዓዲግራት ዝተዘውተረ ዓይነት ምግቢ እዩ።

ሓደ ዝኾነ ኣርማ ናይ ትምህርቲ ምኒስተር እንትከውን እዚ ደሞ ናይ መፅሓፈ መፅሓፍ ምልክት ዘለዎ ናይ ትምህቲ ድሌትን ባህግን ዝገብር ዓይነት ኣርማ እዩ።

መስቀል ሓደ ካብቶም መጋየፅታት እንትኸውን፣ እዚ ድማ ኣብ ክሳድካ ዝዕነቕ ንዝተፈላለዩ ምልክታትን ምልክት ነፃነት መርኣዪ ከምኡውን ሃይማኖት መግለፂ ዓይነት መጋየፂ እዩ፡፡ እዚ ድማ ኣዴታትና ይኹን ክሳብ ሕዚ ኣብ ክሳድና ብምዕናቕ ብኽሪ ይኹን ብካልኦት ሃብላት ዝዕነቕ እዩ፡፡

ዜናታት ብሬድዮ ኣብሎም እውን ክመሓላለፉ ይክእሉ እዮም ።እዚ ውን ንህዝብታት ኣብ ርእሶም ብስእላዊ መግለፂ ብዝገልፅ መንገዲ ጡዑማት ቃላት ብምጥቃም ዝመሓላለፍ ዓይነት መደብ እዩ።

ባንዴራ ኣብ ኣርማ ዝተማለአ እንትኸውን ምኽንያቱ ኣርማ ማለት መፍለዪ ዝኾነ ይኹን ውድብ ክኾን ይኽእል፣ ሃገር ውን ክኾን ይኽእል ባንዴራ ድማ መፍለዪ ሓንቲ ሃገር እዩ።

ድስቲ ሓደ ካብ ናይ ገዛ ኣቑሑ እንትኸውን ንፀቢሒ ንምስራሕ እንጥቀመሉ እዩ። እዙይ ከዓ መብዛሕትኡ ግዜ ብኣለሚንየም ዝስራሕ እንትኸውን ንዝተፈላለዩ ፀብሕታትን ዝተፈላለዩ ማይ ንምፍላሕን ንጥቀመሉ እዩ።

ሓደ ካብቶም ማሽናት ዝኮነ ፍርጅ እንትኮን ፍርጅ ንመዝሓሊ እንጥቀመሉ ከምእውን ምግቢ ንከይበላሸው ዓብዪ ኣስተዋፅኦ ዘለዎ ኣብ ሂወትና ዝበዝሐ ግዜ እንጥቀመሉ ዓይነት ማሽን እዩ።

ካብ ኤለክትሮኒክስ ሓደ ዝኾነ ሞባይል እንትኸውን ሞባይል ኣብ ኢድና ወይ ኣብ ጁባና ብቐሊሉ ሒዝናዮ ክንንቀሳቐስ ንኽእል ብቴክኖሎጂ ብቐሊሉ ክንረኽበሉን ክንመሃረሉን ክነካፍለሉ ንኽእል ዓይነት ኤለክትሮኒክስ እዩ፡፡

ተፈጥሮ ብተፈጥሮ ወይ ብሰብ ሰራሕ ዘይኮኑ ነገራት ዝርከብ እንትኸውን ኣብ ከባቢ ደሞ ብተፈጥሮ ዝተሸፈነ ብተፈጥሮን ብሰብ ስራሕን ዝተሸፈነ ቦታ ወይከዓ ዙርያ እዩ። እዚ ደሞ ብተፈጥሮ ክንብል ከለና ብፈጣሪ እንወሃቦ ዓይነት ውህብቶ እዩ።

ሓወልቲ ኣክሱም ኣብ ኣክሱም ዝርከብ ብጣዕሚ ታሪካዊ ዝኮነ ቦታ እዩ፡፡ እዚ ብናይ ቀደም ኣቦታትና ዝተሰርሐ ቡዝሓት ቅርሳ ቅርሲን ታሪክን ዝዓረፎዎ ሓወልቲ እንትከዉን እዚ ደሞ ብቡዝሓት ጣልያንን ካሎኦት ሃገራትን ክዉሰደ ተገይሩ ነይሩ፡፡ ኮይኑ ግን ሕጂ ኣብ ከተማ ኣክሱም ይርከብ።

ኩዕሶ እግሪ አብ መንጎ ክልተ ጉጅለታት ዝግበር ፀወታ እንትኸውን እዚ ድማ አብ ሓደ ጉጅለ ዓሰርተ ሓደ አባላት ዘለዎ እንትኸውን አድላይ ዝኮነ ንአካላትካ ዘጠናክርን ዓይነት

መጋየፂ መልክዕ ጎሊሁ ንክረአ ዝገብር ኣቅሓ እንትከውን ኣምባር፣ ዛዕጎል፣ ጎባጉብ፣ ቀለቤት ዘጠቃለለ መብዛሕትኡ ግዜ ካብ ክቡራት ሓፂናትን ዕንቁታትን ዝስርሕ እዩ፡፡ እዚ ድማ ኣብ ዝተፈላለዩ ቦታታት ብዝተፈላለየ ባህሊ ዝፈላለ እዩ፡፡

ባንዴራ መብዛሕቲኡ ጊዜ ኣርባዕቲ መኣዝን ዘለዎ ኣብ ዓንዲ ተንጠልጢሉ ንዝኾነ ሃገር ወይ ዝኾነ ጉጅለ ዝገልፅ ትርጉም ዘለዎ ሕብራዊ ዝኾነ ስእላዊ መግለፂ እዩ፡፡ እዚ ከዓ ንሃገራት መግገፂ እውን ይኹን ንዝተፈላለዩ ጉጅለታት መግለፂ ንጥቀመሉ ኢና፡፡

ንግድን ምትዕድዳግን ኣብ ሞንጎ ሸያጣይን ገዛኣይን ዘሎ ናይ ንብረትን ናይ ገንዘብን ልውውጥ እንትከውን እዚ ደሞ ኣዴታትና ኣብ ቀደም እዋን ንብረት ብንብረት ብምልልዋጥን ይጥቀማሉ ዝነበራ ዓይነት ዓይነት መመሓደሪ ሂወት እዩ።

ንኹሎም ተፈጥሯዊ ዓለም ዘጠቓልል ኾይኑ ፤ንኹሎም ብደቂ ሰባት ዘይስርሑ ከም እኒ ኣኽራን፣ ሩባታት፣ ኣግራብ ዘጠቓላለ እዩ፡፡ ብኣንፃሩ ኸባቢ ድማ ንሓደ ነገር ወይ ፍጡር ዘኽበበ ጠቕላላ ስፍሓት ኮይኑ ህይወታውያንን ኢ -ህይወታውያንን ባእታታት ዘጠቓለለ እዩ፡፡

ምፅሓፍ ዝበሃል ሓቀኛ ይኩን ልቢ-ወለዳዊ ብዘኮነ ኣገላልፃ ተፃሒፉ ንህዝቢ ዝቀርብ ኣስተማሃሪ ዝኮነ መንገዲ ንህዝቢ ዝጠቅም ዓይነት ፅሕፈት እዩ።

ኣዴታትና ካብ ዝጥቀማሉ ካብ ዝነበራ ፋሽን ኣከዳድና ቀሚሽ ሓደ ዝኾነ ድፍኦ እዩ።

ካብ ተፈለጥቲ ሰባት ሓደ ዝኮነ ኪሮስ ኣለማዮህ ኩሉ ትግራዋ ዝፈልጦን ዘድንቆን ፍቅሪ ዓዱ ዘለዎን ክቡር ደራፊ እትከውን እዚ ዉን ብዝበዝሐ ዓዱ ዝፈልጦን ዘክብሮን እዩ፡፡ ንዓዱ ንሃገሩ ብጣዕሚ ዝፈቱ ሰብ እዩ፡፡

ዝተፈላለዩ ዓይነት ጫማታት ኣለዉ፡፡ እዞም ጫማታት እዚኦም ድማ ንዓና ካብ ዕሾኽ ወይ ካብ ዝጎድኡ ነገራት ንምክልኻል ይጠቕሙና፡፡ እዚ ድማ ምቾት ንክህልወናን ብድሌትና ንክንቀሳቐስን ይረድኡና፡፡

ባንዴራ ኢትዮጵያ ሰለስተ ዓይነት ሕብሪ ዘለዎ መንነትን ጅግንነት ጅግንነትን ህዝቢ ኢትዮጵያ ዝገልፅ ዓይነት ባንዴራ እንትኸዉን እዚ ደሞ ቀይሕ፣ ብጫ ሕብርን ዝሓዘ እንትኸዉን ቀይሕ መስዋእትነት ዘመልክት እንትኸዉን ብጫ ደሞ ቡሩህ ተስፋ እዩ። ቆፃል ደሞ ልምዓ።

ፊዚክስ ሓደ ካብቶም ዓበይቲ ዓይነት ትምህርቲ እንትኸዉን እዚ ዉን ን ፈጠራዊ ኮነ ንኢንጂነሪንግ ዓብዪ ኣስተዋፅኦ ዘለዎ ዓይነት ትምህርቲ እዪ ።

ማይ ሓደ ካብቶም ተፈጥራኣዊ ውህብታትዝኾኑ እንትከውን፣ እዚውን ኣብ ሂወትና ብጣዕሚ ኣገዳሲ ዝኾነ ብዘይ ማይ እውን ሂወት ከም ዘይብልና፣ ከምኡ ውን ማይ ንስርዓተ ምሕቃቅ ሰውነትና ዓብይ ግደ ዝፃወት ዓይነት ፈሳሲ እዩ።

ጭኮሮ ሓደ ናይ ባህላዊ መሳርሒ እንትኸውን እዙይ ድማ ንመኩዐቲ ወይ ከዓ ንመኮስኮሲ እንጥቀመሉ ባህላዊ መሳርሒ እዩ።

ኣስተኣናጋዲ ሓደ ካብቶም ዓይነታት ስራሕ እንትኸውን፤ እዚ ደሞ ኣብ ዝተፈላለየ ቤት ምግቢታትን ቤት መስተን ንምምልላስ ወይ ከዓ ንምብፅፃሕ ምግቢ ወይ መስተ ዝጠቕሙ ዓይነት ስራሕታት እዮም፡፡

ጀርሲ ከም ባህላዊ ክዳንን ፋሽንን ኮይኑ ዘገልግል ዝነበረ እንትኸዉን እዚ ደሞ ኣዴታትና ብቀደም እዋን ኣብ ዝተፈላለዩ ዕብይ ዕብይ ዝበሉ ጉዳያት ዝክደንኦ ዝነበራ ዓይነት ክዳን እዩ።

ፀረ-ባዕልዕ ሓደ ካብ ግብርና ካብ ዝዕድልዎን ንሕርሻን ካብ እንጥቀመሉን መድሓኒታት እንትከውን እዚ ደሞ ካብ ባክተርያን ካብ ፋንጋይን እክሊ ንከይጥቃዕ ዝከላከል ዓይነት መድሓኒት እዩ።

ሃይማኖት ንመሕበራዊ መንነትን ማሕበራዊ ዝምድናታትን ስብስብ እምነታት እንትከውን እዚ ድማ ዘይጭበጥን ዘይንካእን ዘይድህሰስን ኮይኑ ኣብ ልቢ ዝሰፍር እምነት እዩ፡፡

ይሓ ሓደ ካብቶም ታሪኻዊ ቦታታት እንትኸውን ቅድሚ ኣኽሱም ዝነበረ ስልጣነ እዩ እዚ ድማ ዝተፈላለዩ ነገስታትን ዝተፈላለዩ ነገስታት ካብ ዓረብ ዝመፁ ንግድን ዝካየደሉ ዝነበረ ቦታ እዩ።

ብሩር ወይ ከዓ ብሪ ሓደ ካብቶም ዓይነታት መጋየፂ እንትከውን ንሱ ድማ ካብ ብሩር ወይ ከዓ ካብ ብሪ ዝስራሕ ዓይነት መጋየፂ እዩ፡፡ ኣብ ዝተፈላለዩ ጉዳያት ዝግበር ዓይነት መጋየፂ እዩ፡፡

ካውሎ ሓደ ካብቶም ኣሕምልቲ እንትኸውን እዚ እውን ዋልካ ዝበቁል እንትኸውን ኣብሲልካን ከየብሰልካን ከም ስላጣ ጊይርካ ክትምገቡ እትኸእል ቫይታሚን ዝሓዘ ዓይነት ምግቢ እዩ። እዚ ኣብ ዝተፈላለዩ ክንረኸቦ እንኸእል ዓይነት ኣሕምልቲ እዩ።

መፅለሊ ቦታ እንብሎ ኣካልና እነሕድሰሉ ብኣትክልታትን ብፅሩይ ኣየር ዝተኸበበ ዓይነት ቦታ እዩ፡፡ እዚ ደሞ ሰባት ኣብ ጭንቂ እዋኖምን ወይ ዓፀብኦም ኣእምሮኦም ንምሕዳስ ዝጥቀሙሉ ዓይነት ቦታ እዩ፡፡

ቱሪዝም ካብ ውሽጢ ዓዲ ኮነ ካብ ወፃኢ ታሪካዊ ቦታታት ንምግብናይ ወይ ንምርኣይ ዝመፅሉ ወይክዓ ኣታዊ ዝርከበሉ ዓይነት እቶት ስራሕ እዩ፡፡ እዚ እውን ከም ናይ ኣክሱም ሓወልቲ ዝበሉ ዝተፈላለዩ ታሪካዊ ቦታታት ብምርኣይ እቶት ዝርከበሉ እዩ፡፡

ማይ ሓደ ካብቶም ዓይነታት መስተ እንትኸዉን ።እዚ ድማ ንሂወት ኣገዳሲ ዘኾነ ንስርዓተ ምሕቓቕ ሰዉነትና ብጣዕሚ ኣዲላይ ዘኾነ መስተ ወይ ካዓ ፈሳሲ አዩ፡፡ ኣብ ቡዘሕ ቦታታት ብፍላይ ደሞ ኣብ ኢትዬጵያ ብበዝሒ ዝርክብ ዉህብቶ እዩ፡፡

ሕብረተሰብ ናይ ሓባር ባህልን ግዝኣትን ዝካፈሉ ዝዓበየ ጉጅለ ሰባት እዮም፡፡ ስድራቤት ድማ ንኡስ ሕብረተሰብ እንትኾኑ ስድራቤት ብሓደ ተኣኪቦም ሕብረተሰብ ይምስርቱ እ ስድራቤት ብደም ብሓዳር ወይ ብምውሳብ ሓደ ዝኾኑ ኣካል ሕብረተሰብ እዮም፡፡

ፅሩራ ሓደ ካብቶም መጋየፅታት ሓደ እንትከውን እዚ ድማ ኣብ ርእስካ ዝግበር ኣዴታትና ብበዝሒ ኣብ ከተማ ኣክሱም ዝጥቀማሉ ዝነበራ እትከውን፣ ኣብ እዋን ሎሚ እዋን ድማ ኣብ እዋን ዓይኒ ዋሪ ኣብ ዝግበር መጋየፂ እዩ፡፡

ትምህርቲ ኮምፒተር ሓደ ካብቶም ናይ ዓይነታት ትምህርቲ እንትኾን እዚ ደሞ ናይ ውፅኢት ቴክኖሎጂ ወይ ካዓ ኤሌክትሮኒክስ ውፅኢታት ዝኾኑ ናይ ምጥቃም ዕድል ዘይረኽቡ ተማሃሮ ኣብ ቤት ትምህርቶም ብቐሊሉ ንኽረኽቡ ዝገብር ዓይነት ትምህርቲ እዩ።

መኪና ሓደ ካፍቶም ተሽከርከርቲ እንትትኸውን እዚ ድማ ካብ ቦታ ናብ ቦታ ሰባት ይኹን ኣቕሓ ንምብፅፃሕ ንጥቀመላ በዓል ኣርባዕተ ጐማ ዝኾነት ብነዳዲ እትሰርሕ ተሽከርካሪት እያ፡፡

ካብ ዓይነታት መስተ ሓደ ዝኮነ ፅማቅ እንትከውን እዚ ድማ ካብ ዝተፈላለዩ ፍራምረታት ብምፅማቅ ዝዘጋጆ ንጥዕና ብጣዕሚ ፅቡቅ ዝኮነ ንሰውነት ሃናፂ ዝኮነ ዓይነት መስተ እዩ፡፡

ካብ ኣትክልቲ ሓደ ዝኾነ ሽጉርቲ ሽጉርቲ ንመማቕርቲ ምግቢ ናብ ፀብሒ ካብ ነእትዎ ኣትክልትታት ሓደ እንትኸውን እዚ እውን ንዝተፈላለዩ ንዝተፈላለየ ቪታሚናት ንዝተፈላለየ ኣካላትና ጠቐምቲ ዝኾኑ ጥረ ምረታትን ዝሓዘ እዩ፡፡

ዕትሮ ሓደ ካብቶም ናይ ገዛ ኣቑሑ እንትኸውን እዚ ድማ ማይን ንምምልላስ ንጥቀመሉ ካብ ሓመድ ዝተሰርሐ ዓይነት ሸኽላ እዩ።

ሃይማኖት ክርስትና ካብቶም ሃይማኖታት ሓደ እንትክውን ኣብ ዓለም ዝበዝሐ ተክታሊ ዘለዎ ሃይማኖት እንትክውን ናብ ኢትዮጲያ ድማ ብራብዓይ ክፍለ ዘመን ብ አቡነ ፍሬሚናጦስ ዝአተወ እንትክውን እዚ ደሞ ኣብ ኢትዮጲያ ዝበዝሐ ተክታሊ ዝረከበ እዩ።

ጉዕ ሓደ ካብቶም ዓይነታት አትክልቲ እንትኸዉን እዚ ደሞ ቆፂል ሕብሪ ዘለዎን ናብ ምግቢ ብምዉሳኽ መሪር ጣዕሚ ንክህልዎ ዝገብር ዓይነት ኣትክልቲ እዪ ።

ሕርሻ ማለት ሓመድ ምልማዕን ኣእኻል ፅሬትን ምዕባይን መብዛሕትኡ ጊዜ ምድላውን ዕዳጋ ናይቶም ፍርያት ዘጠቃለለሉ ዉን እዩ፡፡ እዚ ሕርሻ ድማ ኣብ ሃገርና ኣብ እቶት ሃገርና ዝላዓለ ግደ ዝፃወት እንትኸውን ግብርና ድማ ንሕርሻ ጠንኪሩ ንኽሰርሕ ዝድግፍ ኣካል እዩ፡፡

ስዋ ሓደ ካብቶም መስተታት ሓደ እንትከውን ብብቁል ጌሶ ኣዴታትና ዘዘጋጅውኦ እንትከውን ባህልና ዝገልፅ ኣብ ትግራይ ልሙድ ዝኮነ መስተ እዩ።

ዂናት ዓድዋ ካብቶም ታሪኻት ትግራይ ሓደ እንትኮን እስካዕ ሕዚ ተፀዋዕነት ዘለዎን ተፈላጥነት ዘለዎን ዓበይቲ ታሪኻትት ትግራይ እዩ፡፡ እዚ ድማ ብመሪሒነት ኣሉላ ኣባነጋን ኣብ ከተማ ዓድዋ ንጣልያን ብምምካት ዝተገበረ ዂናት እትኸውን ዓወት ዝተረኸበሉ እዩ፡፡

ኣብ ምግብታት ሓደ ዝኾነ ግዕዝም ግዕዝም ካብ ዓዲግራት ውፅእ ኢልካ ኣብ ዝርከብ ኢሮብ ብበዝሒ ዝብላዕ ፍሉይ ዓይነት ምግቢ እዩ ።እዚ ደሞ ብተኸታታሊ ወይ ከዓ ኣብ ፍሉይ በዓላት ዝምገብዎ ዓይነት ምግቢ እዩ።

ጋመ ካብቶም ዓይነታት ሓደ ኣታሓሕዛ ፀጉሪ እንትከውን እዚ ደሞ ኣብ መላእ ትግራይ ዝቁነን ዓይነት ቁኖ እዩ፤ እዚ ድማ ኣብ ቀደም ኣብ እዋን መርዐኣን ዝቁነኖኦ ዓይነት ቁኖ እዩ። ክሳዕ ሎሚ ደሞ ኣብ ኣሸንዳ ወይ ዓይኒዋሪ ዝቁነን ዓይነት ቁኖ እዩ።

ጨና ኣዳም ሓደ ካብቶም ባህላዊ መድሓኒታት እንትኸውን እዚ እውን ንዝተፈላለየ ሕማማት ከምን ሰዓል ከብዲ ቁርፅን ዝበሉ ከም መድሓኒት ኮይኑ ዘገልግል ባህላዊ መድሓኒቱ እዩ እዚ ኣብ ዝተፈላለየ ቦታታትን ኣብ ዝተፈላለየ ገዛውትን እንረኽቦ ዓይነት መድሓኒት እዩ።

ካብ መልክዓት ገዛ ዝኾነ ጎጆ ገዛ እንትኸዉን ጎጆ ገዛ ካዓ ብሳዕሪ ቤት ዝተባህለ ዓይነት ዝደረቐ ሳዕሪ ዝስራሕ እንትኸዉን እዚ ድማ መብዛሕቲኡ ግዜ ኣብ ገጠራት እንረኸቦ ዓይነት ገዛ እዩ፡፡ ኣብ መብዛሕትኡ ቦታታት እዉን ንረኽቦ ኢና፡፡

ሕልበት ሓደ ካብቶም ባህላዊ ምግብታት እንትከውን እዚ ድማ ኣብ ኣክሱም ኣዘውቲሩ ዝረአ ፃዕዳ ሕብሪ ዘለዎ ምስ ዝተፈላለዩ ምግቢ ብምሕዋስ ዝብላዕን ብዝተፈላለዩ ከምኒ ኣተባሕሪ ዝኣምሳሰሉ ጥረምረ ዝስራሕ ፍሉይ ዓይነት ምግቢ እዩ፡፡

ጥበብን ባህልን ዘተኣሳሰሩ ግን ዝተፈላለዩ እንትኮኑ ጥበብ ባህሊ ስሚዒት ድሊትን ንምግላፅን ንጥቀመሉ እዩ። እዚ ድማ ብጥበብ ተጠቂምና ወይ ከዓ ኣብ ተክእሎ ዘተኮረ እዩ። ጥበብ ተጠቂምና እውን ባህልና ክንገልፅ ንክእል ኢና። ።

ስራሕቲ ታንትየል ሓደ ካፍቶም ጥበባት እንትኸውን ብስራሕ ቲ ታንትየል አቢልካ ፈጠራ ስራሕ ንክህሉ ዝገብር ዝተፈላለዩ ቅርፂ ዘሎዎም ዓይነታት ክዳውንቲ ክትሰርሕን ክትፈጥርን እተኽእለሉ ዓይነት ጥበብ እዩ።

እንስሳት ኣብ ክልተ እንትንከፍሎም ናይ ገዛን በረካን እንስሳት ኢልና ናይ ገዛ እንስሳ ዝበሃሉ ምስ ሰባት ዝተላመዱን ንሰባት ዘይጎድኡን ንሰባት ብፍቅሪ፣ ብስኒት ዝነብሩ እንትኮኑ ናይ በረኻ እንስሳ ዝበሃሉ ድማ ኣብ በረኻ ዝነብሩ ምስ ሰባት ዘይተላመዱን ዝጓድኡ እንስሳ እዮም።

ማሕረሻ ሓደ ን ሕርሻ ወይ ንምሕራስ እንጥቀመሉ መሳርሒ እንትኸውን እዚ ድማ ካብ ሓፂን ዝተሰርሐ ኣብ ሕርሻን ኣብ ዝተፈላለዩ ሕርሻዊ ዝኾኑ ንጥፈታት እንጥቀመሉ መሳርሒ እዩ።

ፅንዓት እትብሃል መፅሓፍ ብ2014 ዓ/ም ዝተሓተመት ናይ ትግራይ ግፍዒ እትገልፅ መፅሓፍ እያ እዚኣ ድማ ፡፡

ንብረትና እነፋልጠሉ ሓደ ኣካል ዝኾነ ሚድያ እዩ፡፡ ሚድያ ዝደለናዮ ንብረት ብዝደለናዮ መልክዕ ንህዝብና ብምፍላጥ ተጠቃምነት ንኽውስኽ እንገብረሉ ሓደ ኣካል መፋለጢ እዩ፡፡

ስደት ካብ ሓደ ቦታ ናብ ካልእ ቦታ ዝግበር ዓይነት ጉዕዞ እንትኸውን እዚ ደሞ ብፀገም ምኽንያት ክኸውን ይኽእል እዩ፡፡ ከምኡውን ብውግእ ምኽንያት ካብ ሓደ ቦታ ናብ ካልእ ቦታ ዝግበር ጉዕዞ እዩ፡፡

ማሕበራዊ ሚድያ ተጠቀምቲ ትሕዝቶ ክፈጥሩን ከካፍሉን ምስ ካልኦት ክራኽቡን ክመሃሩን ዘክእል መራኸቢ ሓበሬታ ኮይኑ እዞም መድረኻት ብዝተፈላለዩ መልከዓት ከም ፅሑፍ፣ ምስሊ፣ ቪድዮን ኣቢሎም ዝግበር ርክብ የመቻችዉ ።

ሽራክ ወይከዓ ሳእኒ ሓደ ካብቶም ባህላዊ ጫማታት ወይ ኣብ ገጠር ዝዝውተሩ ዓይነት ጫማታት እንትከዉን እዚ ድማ ካብ ጎማ ተሽከርከቲ ዝስራሕ ዓይነት ጫማ እዩ። እዚ ኣብ ገጠራት ብበዝሒ ዝረአ እዩ ።

ወርቂ ሓደ ካብቶም መጋየፅታት እንትከውን እዚ ደሞ ኣብ ዝተፈላለዩ ጉዳያት ከምኒ በዓል መርዓን ክርስትና ዝበሉ ኩነታት ኣዴታትና ኣብ ኣብ እዝነን ፣ ክሳደንን ኣብ ኢደንን ኣብ ካሎኦት ኣካለትን ብምግባር ዘግይጣሉ ወይ ከዓ መጋየፂ ኮይኑ ዘገልግል እዩ።

ካብ ተፈለጥቲ ሰባት ዝኮኑ ኢያሱ በርሀ እንትኸውን እዚ ደሞ ኣብ ክልል ትግራይ ብፅቡቕ ድምፅን ላዛ ዘለዎ ደርፍን ዝፍለጥ ዓይነት ኣቦ እዩ፡፡

ካብ ማህበራዊ ሚድያ ሓደ ዝኮነ ፌስቡክ ፌስቡክ ንምፍላጥ ሰብ ከምኡውን ሓደሽቲ ሓበሬታታት ንምፍላጥን ዝጠቅም ዓብይ ማሕበራዊ ሚድያ እዩ፡፡ እዚ ድማ ብዙሕ ሰባት ኣታዊ ዝረክብሉን ፅቡቅ ነገር ዝመሃሩሉን ማሕበራዊ፡፡

ካብ ዓይነታት ትምህርቲ ሐደ ዘኾነ ሕብርተሰብ ሕብረተሰብ ብዛዕባ ሕብረተሰብና ወይ ብዛዕባ ህዝብ ዘዋግዕ ዓይነት ትምህርት እንትኾዉን እዝ ዶሞ ፀቅጢ ህዝብ ሳዕቤኑን እንታይ ከም ዝስዕቡ ዝገልፀልና ትምህርት አዩ፡፡

መዝናነይ ቦታ ዝብሃል ብብዙሓት ተክልታትን ዕንበባታትን ዝተመለኣ ፅሩይ ኣየር እትረክበሉ ቦታ እንትከውን፤ እዚ ደሞ ብቡዙሓት ሰባት ተጠላብነት ዝረክብን ኣእምሮካ መሕደሲ ዝኮነ ቦታ እዩ።

ናይ ገዛ እንስሳ ካብ ዝኮነ ሓደ ደርሆ እንትከውን። ደርሆ ንፍርያት ኣንቃቆሖ ንምግብነት ስጋን ንጥቀምላ። ኣብ ገዛ ኣብ ዝተፈላለየዩ ገዛውቲ ብበዝሒ እትርአ ዓይነት ናይ ገዛ እንስሳ እያ።

ናይ ትግራይ ባንዴራ ክንርኢ ከለና ቀይሕን ቢጫን ሕብሪ ዝሓዘት እንትኸውን እዚ ደሞ ናይ ፍሉይ ናይ ህዝቢ ትርጉም እንትህልዎ ቀይሕ መስዋዕትነት ዘመልክት እንትኾን ቢጫ ድማ መስዋዕትነት መፃኢ ብሩህ ተስፋ የመልክት ።

ሒላብ ሓደ ካብ ናይ ገዛ ኣቁሑት እንትከዉን እዚ ደሞ ካብ ዕንጨይቲ ዝርከብ ንምልዋስ ንጥቀመሉ ኣብ ገጠራት ኣብ ዝተፈ ኣብ ዝተፈላለየ ቦታታትን ንምልዋስ ኣብ ክንዲ ጎማ ዝጥቀማሉ ዓይነት ናይ ገዛ ኣቁሑ እዩ።

ኣዝማሪኖ ሓደ ካብቶም ዓይነታት እፅዋት ሓደ እንትከውን እዚ እውን ኣብ ዝተፈላለዩ ምግብታት መማቀሪ ኮይኑ ዘገልግል ዓይነት ተክሊ እዩ። እዚ ከዓ ዝበዝሕ ግዜ ኣብ ጥብሲ እንጥቀመሉ ዓይነት ተኽሊ እዩ ።

ኩትሻ ሓደ ካብቶም መጋየፂተት እንትከውን ኣብ እዋን መርዓ መርዓት እትገብሮ ኣብ እዝና እትገብሮ ዓይነት መጋየፂ እንትከውን ፤እዙይ ደሞ ካብ ነሃስ፣ ካብ ብሩር ወይ ካብ ወርቂ ክስራሕ ይኽእል እዩ።

ሃይማኖት ኦርቶዶክስ ተዋህዶ ሓደ ካብቶም ሃይማኖት ክርስትና እንትኸውን እዚ ውን ኣብ ኢትዮጵያ ቀዲሙ ዝኣተወ ን ከምኡውን ዝበዝሐ ህዝቢ ኣብ ኢትዮጵያ ተኸታሊ ዘለዎን ዓይነት ሃይማኖት እዩ እዚ ዶሞ።

ቤት ምግቢ እንብሎ ድሌትና ዓይነት ምግቢ እንምገበሉ ዝተፈላለዩ ምግብታት ዝሓዘ ገንዘብ ብምኽፋል ወይ ብምልውዋጥ ገንዘብ እንጥቀመሉ ዓይነት እቶት ምግቢ እዩ፡፡

ኣሉላ ኣባነጋ ሓደ ካብቶም ተፈለጥቲ ሰባት እንትኸዉን እዚ ድማ ኣብ ናይ ኲናት ዓድዋ ዓብይ ተፈላጥነት ዝረኸበን ኣቦ እዩ፡፡ እዚ ዶሞ ኣብ ብ1888 ካብዚ ዓለም ዝተፈለየ ሰብ እዩ፡፡

ካብ ተሽከርከርቲ ሓደ ዝኮነ ሞተር ሞተር ካብ ቦታ ናብ ቦታ ንምብፅፃሕ ዝጠቅም በዓል ክልተ እግሩን ብነዳዲ ዝሰርሕን ዓይነት ተሽከርካሪ እንትከውን፣ እዚ ድማ ኣብ ዓድና ተዘውቲሩ ዝረአ ዓይነት ተሽከርካሪ እዩ፡፡

እፅዋት ንማዕልታዊ ሂወት መሰረታዊ ኮይኖም ኣብ ከባቢናን ኣብ ሂወትናን ዓብይ ኣስታዋፅኦ ዝገብሩ እዮም። ንፍልፍል ምግብን ፍልፍል ኦክስጅን ኮይኖም ንሂወትና ዓብይ ኣስተዋፅኦ እንዳገበሩ ዝርከቡ ሃፍቲ ተፈጥሮና እዮም።

ካብ ኣትክልቲ ሓደ ዝኮነ ካሮት እዩ:: ካሮት ኣብ ውሽጢ ቫይታሚን ሲ ዝሓዘ ኣብ ውሽጥና ዝረከቡ ቱሽታት ንክትሓሓዙን ዝገብር እዩ።

ኣብ ስፖርማርኬት ዝርከብ ኣቁሑ ሓደ ዝኮነ መፃወቲታት እንትከውን መፃወቲታት ንቆልዑ ኣእምርኦም ብዘሕድስን ኣካሎም ብዘጠንከርን መንገዲ ኣእምርኦም እንዳሕደሱ ንክዝናነዩ ዝገብር ሓደ

ካብ መሰረታዊ ልምዓት ዝበሃሉ ሓደ ተክልታት ምትካል እንትከዉን ተክልታት ምትካል ክንብል እንከለና ዝተፈላልዩ ተክልታት ኣብ ከባቢካ ክከዉን ይክእል እዩ:: ኣብ ቤት ትምርቲ ከምኡ ውን ኣብ ዝተፈላለዩ ቦታታት ምትካል እንትከዉን እዚ ድማ ፅሩይ ኣየር ንክህሉ ኣዝዩ ኣገዳሲ ዝኮነ ኣስተዋፅኦ ዝገብር እዩ።

ሬድዮ ሓንቲ ካብቶም ኤሌክትሮኒክስ እንትትከውን እዚ ድማ ግልጋሎት ብድምፂ መልክዕ ንክንረክብ ዝገብር ዓይነት ኤሌክትሮኒክስ እዩ።

ግልጋሎት ማይ ሓደ ካፍቶም መሰረታዊ ግልጋሎት እና ከምኡ እዉን ፅሩይ ማይ ንኽንረክብ ዝገብር ዓብዪ ግልጋሎት እዩ፡፡

ንግዲ ዉሽጢ ዓዲ ኾነ ንግዲ ወፃኢ እቶት ንምርካብ ወይ ከስቢ ንምርካብ ዝግበር ዓይነት ስራሕ እንትኸዉን እዚ ደሞ ድሌትካ ወይ ድሌትካ ንምምላእ ዝግበር ፃዕሪ ዝሓወሰሉ ዓይነት ስራሕ እዩ፡፡

እምብልታ ሓደ ካብቶም ሙዚቃ መሳርሕታት እንትኸውን ኣብ ከባቢ ኣብ ከባቢ ኣኽሱም ተዘውቲሩ ዝርአ ካብ ሓፂን ዝተሰርሐን ኣብ እዋን መርዓን ተስካርን ኣዘውቲርና እንጥቀመሉ ዓይነት መሳርሒ እዩ፡፡ እዚ ድማ ሓዘንናን ደስታናን እንገልፀሉ ዓይነት መሳርሒ እዩ፡፡

ዝላ ሓደ ካብ ዓይነታት ስፖርት እንትኸውን እዙይ ደሞ ገመድ ብምጥቃም ዝፅወት ዓይነት ፀወታ እዩ። አብ ብደቂ አንስትዮ ወይ ብደቂ ተባዕትዮ ክፅወት ዝክእል ዓይነት ፀወታ ትግራይ እዩ።

ገዋግው ሓደ ካብቶም መጋየፂታት እንትከውን እዚ ድማ ኣዴታትና ኣብ ቀደም እዋን ዝገብረኦ ዝነበራ እንትከውን እዚ ካብ ወርቂ ፣ቡሩር፣ ወይ ነሃስ ዝስራሕ እዩ። ኣብዚ ሎሚ እዋን ኣብ ኣሸንዳ ዓይኒዋሪ ኣሕዋትና ዝጥቀማሉ ዓይነት መጋየፂ እዩ፡፡